ካብ ብሩር (ወይ ተመሳሳሊ ብረት)ን ካብ መርጀን ዝተሰርሑ ሰለስተ ባህላዊ ስልማት ተገሊጾም ኣለዉ፤ ክልተ ሽምዓን ኣብ ማእከል ሓደ ተንጠልጣልን ዝሓዘ እዩ።

ኣብ ጸጋማይ ሸነኽ ናይቲ ምስሊ፡ ብዙሓት ጸለምቲ ገዛውቲ ነዋሕቲ ደው ኢሎም ኣለዉ። እቶም ገዛውቲ ዘመናዊ ዲዛይን ዘለዎም ኮይኖም ኣብ ልዕሊኦም ድማ ጽቡቕ ሰማያዊ ሰማይ ኣሎ። ኣብ ታሕቲ ዝተፀሓፈ ጽሑፍ ኣሎ። ኣብ ማእከል ስእሊ ጠቅላይ ሚኒስተር ኢትዮጵያ የረአ ኣሎ።

ኣብዚ ሕዚ እዋን ኣብ ፅርግያታት ዓበይቲ ዛፋትን ኣዕዋምን እናተተኸሉን ይርከቡ። ስለዚ እዞም ዓበይቲ ኣዕዋም ንናይ ስነምህዳርን ከባቢ ኣየር ስለዝቆፃፀርዎ ከባቢና ዝህሉን ንነበርቲ ምችውን ክኸውን ይገብሮ።

ኣፍሪ ሄርባል ናይ ኣሎቬራ ሳሙና እዩ። ኣብ ድሕሪትን ብየማናይ ሸነኽን ናይቲ ዕንጨይቲ ማንካ፡ ፍሩይን ቀጠልያን ቆጽሊ ኣሎቬራ ተቖሪጹ ይረአ። እዚ ድማ ብዛዕባ ተፈጥሮኣውነትን ንጽህናን ናይቲ ሳሙና ዓቢ ጦብላሕታ ይፈጥር። ንጥዕናን ክንክንን ቆርበት ዘለዎ ረብሓ ድማ ፍጹም የጉልሕ።

ብባህላዊ ቅርፃ ቅርፂ ዝተሰርሐ ዓራት ዘለዎ ከምኡውን ኣብ መንደቑን ናሕሱን ባህላዊ መመላክዒ ዘለዉዎ ክፍሊ ይርአ ኣሎ፡፡ እዚ ክፍሊ ንምንታይ ግልጋሎት ዝውዕል ይመስል?

ኣብ መቐለ ዩኒቨርሲቲ ካብ 2005 ዓ.ም - መስከረም 5 ቀን 2013 ዓ/ም ፕሬዚዳንት ዝነበሩ ፕሮፌሰር ክንደያ ገ/ሂወት ኣብዚ ሕዚ እዋን ኣብ ትምህርቲ ሚኒስቴር ኣማካሪ ሚኒስተር ዲኤታ ይርከቡ።

ኣብዚ ምስሊ መፍተላት ይርአዩ ኣለዉ፡፡ ወለድና ብመፍተል ኣቢለን ብዘዳልውኦ ፈትሊ ዓለባ ዓዲ እንዳእለማ ንባዕለንን ስድረአንን ይኸድና ነይረን፡፡ ሎሚ ኸ እዚ ጥበብ ኣሎ ዶ?

ኣብ ናይ ደገ መንደቕ ዝተቐመጠ ጻዕዳ ዕንጨይቲ መደርደሪ ዘርኢ እዩ። እቲ መደርደሪ ንብረታት ወይ መጽሓፍቲ ንምኽዛን ዝተፈላለየ ክፍልታት ኣለዎ። እዚ መደርደሪ እዚ ንኣየነይቲ ክፍሊ ምተመጣጠነ?

እዚ ሓያሎ ሰባት ኣብ ቅድሚ ጻዕዳ መንደቕ እምኒ ኣብ መሬት ኮፍ ኢሎም ዘርኢ እዩ። እዞም ሰባት እዚኦም ጸሊምን ጸሊምን ሕብሪ ዘለዎ ክዳን ተኸዲኖም እዮም። ብጸጋም ወተሃደራዊ ድኻም ዝተኸድነ ሰብኣይ ኣብ መንኵቡ ብረት ኣንጠልጢሉ ደው ኢሉ ኣሎ።

ሱፍ ዝለበሰ ሰብኣይን ኣብ የማን ኣርማ ባንኪ ኣዋሽ ዘለዎ ባንዴራን የርኢ። ኣብ ድሕሪት ድማ "ከም ሩባ ምሕብሓብ" ዝብል ጭርሖ ናይቲ ባንክ ብኸፊል ይርአ። እዚ ፍጻመ እዚ እንታይ እዩ?

እዚ ጸሊምን ጻዕዳን ስእሊ እዩ። ኣብ ቅድሚት ሓንቲ ሰበይቲ ቀሊል ጸሊም ካምቻን ተኸዲና ኣላ። ኣብ ድሕሪት ድማ ብጸሊምን ጻዕዳን ዝተሰርሐን ብዓንኬል ዝተሰርዐን ዓቢ ግራፊክ ዲዛይን ይርአ።

ወይ ግሩም! ገጽ ሓንቲ ሰበይቲ ወይ ጓል ብቐረባ ዝርአ ኮይኑ፡ ኣዒንቲ፡ ቀለቤት ወይ ድማ ሰቑር ናይ ኣፍንጫ ዘለዎ ኣፍንጫን ቀይሕ ልፕስቲክ ዘለዎ ኣፍን ዘርኢ እዩ።

ኣብ ናይ ሕክምና ዓራት ደቂሳ እትሕከም ቆልዓ ኮይና፣ ሓደ ኢዳ ድማ ብፋሻ ተኣሲሩ ሓደ ሰብ ኣብ ግንባራ ብኢዱ ሒዝዋ ሕክምናዊ ሓገዝ እንዳተገበረላ እዩ።

ኣብ ኣክሱም ካብ ዝርከቡ ጥንታዊ ሃይማኖታዊ ቦታታት እቲ ሓደ እንዳ ኣቡነ ሊባኖስ እዩ። ኣብዚ ቦታ ድማ እቶም ኣመንቲ ከይዶም ዝህፀብሉ ቤተ ፀሎት ድማ ኣለዎም ብዙሓት ሰባት ድማ ካብ ዝተፈላለዩ ሕማማት ይፍወሱ።

ኣብ ላዕሊ ዘሎ ናይ ኣምሓርኛ ጽሑፍ ኪም ጆንግ ኡን "ንዘይተርፍ ኲናት ኑክሌራዊ ሓይልና ከነሐይል ኣለና" ይብል። እዚ ዑደት’ዚ ናይ ሰሜን ኮርያ ኒዩክለራዊ ዓቕሚ ንምስፋሕ ዝዓለመ’ዩ። ናብ ኣመሪካን ካልኦት ምዕራባውያን ሃገራትን ክትሰድድ ዝደለኻ ቀንዲ መልእኽቲ እንታይ እዩ?

ቅንፊዝ ትበሃል እንስሳ ዘገዳም ትርአ ኣላ፡፡ እዛ እንስሳ እኽሊ ብፍላይ ዕፉን ብምፍላጥ ትፍለጥ፡፡ ናይዛ እንስሳ ክንቲት እንታይ ከምዝመስል ትፈልጡ ዶ?

እዚ ኸኣ ክልተ ርቡዕ ኵርናዕ ዘለዎ ዓብዪ ርቡዕ ኵርናዕ ዘለዎ እምኒ እዩ :: እዚ ኸኣ ምናልባት ክፍሊ ናይ ስነ-ህንጻ ህንፀትሓወልቲ ወይ ኣብ ግዳም ዝርከብ ህንጻ ኪኸውን ይኽእል እዩ።

እቲ ምልክት ብኣምሓርኛን ብእንግሊዝኛን "ABYSSINIA PHARMACY" ዝብል ጽሑፍ የርኢ። ብተወሳኺ ምስሊ ተመንን ቁጽሪ ተሌፎንን (09 30 07 89 66) ዘለዎ ናይ ፋርማሲ ኣርማ ኣለዎ። እዚ ምልክት ኣገልግሎት ጥዕና ዝህብ ፋርማሲ ወይ ድኳን መድሃኒት ምዃኑ ድዩ?

እዚ ኣብ ድኳን ዝዳለዉ ቸኮሌትን ሽኮራዊ ምግቢን እዮም። ስኒከርስ፡ ሪዝስ፡ ሚልኪ ዌይ፡ ትዊክስ፡ ኪትካትን ካልኦት ህቡባት ኣስማትን ክትዕዘብ ኢኻ። ዋጋታቶም ካብ 99 ሳንቲም ክሳብ 1.75 ዶላር ይበጽሕ። ብዝተፈላለየ ሕብሪ ዝመጹ ኮይኖም ኣብ መደርደሪታት ዝተደራረቡ እዮም።

እዚ ክዳውንቲ እዚ ሃይማኖታዊ ሓቅን ብርሃንን ክብሪ ኣምላኽን ናይ ቅዱስ ኣውነ ገ/መንፈስቅዱስ ፃድቕ ዘመልክት እዩ። ኣየናይ ዓቢ ናይ ኢትዮጵያ ኦርቶዶክሳዊ በዓል ካህናትን መነኮሳትን የብዕሉ ክኾኑ ይኽእሉ?

ርግቢት ናይ ኣዕዋፍ ዓይነታት እታ ሓንቲ እያ። ርግቢት ብእንቋቁሖ እትራባሕ እንትኸውን ብሓደ ግዘ ድማ ክልተ የውድቃ። ካብተን ክልተ እታ ሓንቲ እንድሕር ተሰይራ ነቲ ሓደ ኣይትጫጭሖን።

ኣብዚ ሕዚ እዋን ንህፃውንትን ለጋ ህፃውንትን ካብ እንጥቀመሎም መገልገልታት እቲ ሓደ እዩ። ይኹን እምበር እቶም ኣብ ፋብሪካ ተሰሪሖም ዝመፅኡ ናይ ህፃውንቲ መገልገልታት ብኬሚካላት ተለኽዮም ስለዝመፁ ንጥዕና ህፃናት ጎዳእቲ እዮም።

ኣብዚ ዝረአ ዘሎ ኣብ ልዕሊኡ “ኒው ላይፍ ኣካዳሚ” ዝብል ጽሑፍ ዘለዎ ዓቢ ሰማያዊ መእተዊ ኣፍደገ ይርአ። እቲ ከባቢ ብቀይሕን ብጫን ባነራት ዝተሰለመ እዩ።

እዚ ጽዑቕ ዕዳጋ ወይ መጓዓዝያ ቦታ ዘርኢ እዩ። ብዙሓት መካይን ኣብ ሓደ ቦታ ደው ኢለን፡ ኣብ ልዕሊኡ ድማ ዓበይቲ ጽዕነት ተደራሪበን ኣለዋ። ሰባት ኣብቲ ከባቢ ይንቀሳቐሱ ኣለዉ። እዚኦም ድማ ንንግድን ኣገልግሎትን ዝገልጹ እዮም።

ካብ ስንዲስ ዝተሰርሓ ናይ ክሳድ መጋየፂ ይርአ ኣሎ፡፡ እዚ መጋየፂ ዝተፈላለየ ሕብሪ ብዘለዎም ስንዲድ ይስራሕ፡፡ እዚ መጋየፂ ብኣብዝሓ ዝጥቀሙሉ ብሄረሰብ መን ይበሃሉ?

ወርቅን ብሩርን ዝተሰርሑ ቅርጺ ልቢ ዘለዎም ምትእስሳር ዘለዎም መንጠልጠሊ ክሳድ ኣለዎ። እዚ ጌጣጌጥ ብዝተፈላለየ ኩርናዓት ዝቐረበ እዩ። እዚ መጋየፂ ንኣየናይ ኣጋጣሚ (ንኣብነት መዓልቲ ፍቑራት) ጽቡቕ ህያብ ምኾነ ዶ?

ምብስባስ ጽርግያታት ኮብልስቶን ብሰንኪ ከም ድኹም ስርዓተ ምፍሳስ ማይ፣ ጉድለት ህንፀት፣ እኹል ምድላው ትሕተ-ሓመድ ዘይምህላው፣ ከምኡ እውን ከቢድ ፅዕነት ትራፊክ ዝኣመሰሉ ረቛሒታት ልሙድ ፀገም እዩ። ኣብዚ ጽርግያ መራሕቲ መካይን ከጋጥሞም ዝኽእል ቀንዲ ሓደጋታት እንታይ እዮም?

እዚ ብባልዓት ምኽንያት ሕሙም ተኽሊ እዩ። ምናልባት ቆጽሉ ስየ ስለ ዝመስል ተኽሊ ካሳቫ ክኸውን ይኽእል። ገለ ካብቲ ቆጽሊ ጥዑይ ቀጠልያ ክኸውን ከሎ፡ ካልኦት ሓደስቲ ቆጽሊ ድማ ይርከቡሉ፡፡

ኣብ ከተማ ኣክሱም ጥቃ ዳዕሮ ፕያሳ ዝርከብ ባህላዊ ክዳውንቲን ካልኦትን ዝሽየጠሉ ቦታ እንትከውን፣ ደቂ ሰባት ደስ ዝብሎም መሪፆም ዝዕድግሉ ቦታ እዩ።

እዚናይ ሓደ ኣረጊት ቴሌቪዥን እዩ። ኣብ ልዕሊ ቀጢን ኣንቴና ኮፍ ኢሉ፡ ኣብ ታሕቲ ቅድሚት መጠወቒታትን መቆጻጸሪ ሕብርን ኣለዎ። ኣብ ጎድኑ ዕንጨይቲ ዝሰርሕ መቐመጢ ኣለዎ፣ ልሙድ ናይ ቀደም ቴሌቪዥን ድማ እዩ።

ከንፈር ዘንፀባርቕ ወይ ፈሳሲ ሊፕስቲክ እንትኮውን መብዛሕቲኡ ግዜ ደቂ አንስትዮ ንመጋየፂ ዝጥቀማሉ ዓይነት ልብስቲክ እዩ። እቲ ዚርኦሕብሪ ዝተፈላለየ ሕብሪ ዘለዎ ልብስቲካት እዩም።

ብዜና ቋንቋን ትግርኛ "ዩኒቨርሲቲ ትግራይ ኣብ ፀገም ህዝቢ - ምሁራት ተመርኲሳ ክትሰርሕ ኣለዋ" (ዩኒቨርሲታት ትግራይ ኣብ ፀገም ህዝቢ - ምሁራት ተመርኲሰን ክሰርሓ ኣለወን) ዝብል መልእኽቲ ብትግርኛ ኣሎ። እዚ በዓል ስልጣን ሓላፊ ኣየናይ ዩኒቨርስቲ ትግራይ እዩ?

ፍሉይ ፅባቐ ዘለዎ ሓምለዋይ መናፈሻ ይርአ ኣሎ፡፡ ሓምለዋይ ከባቢ ኣካልን ኣእምሮን ደቂሰብ የሕድስ፡፡ እዚ ዝኾነሉ ምኽንያት ካብ ምንታይ ዝነቐለ እዩ?

ኣብ ከባብታት ትግራይ ባህላዊ ክዳን ዝተኸድኑን ከበሮ ዝመስል መሳርሒ ዝጥቀሙን ዝመስሉ ጉጅለ ሰባት/ባህሊ ዘርኢ እዩ። እዚ እንታይ ዓይነት ባህላዊ ሳዕስዒት እዩ?

እዚ ብቕድሚት መንደቕ እምኒ ዝተሃንጸ ኮይኑ፡ኣብ ልዕሊኡ ድማ ተፈጥሮኣዊ ሳዕርን ጫካታትን ይርከብ። ኣብ ልዕሊኡ ካብ ሓጺናዊ መዋቕር ዝተሰርሐ ዓቢ ናሕሲ ኮይኑ ኣብቲ ከባቢ ቀጠልያ ኣግራብ ይርአ። ኣብ ርሑቕ ንእሽቶ እምባን ኣብ ሰማይ ንጹር መዓልትን ኣሎ።

እዚ ስእሊ እዚ ኣብ ኢትዮጵያ ሃይማኖታዊ ወይ ባህላዊ በዓል ኮይኑ ኣብ ቤተክርስትያን እዩ። ብዙሓት ሰባት ባህላዊ ጻዕዳ ኽዳውንቲ ነፀላ ሃበሻ ቀሚስ) ዝተከደኑ እዮም።

ኣገልግሎት ዲጂታላዊ ባንክ ኣቢሲንያ "ኣፖሎ" ንእሽቶ ልቓሕ ንምርካብ ዘድልዩ ነገራት የርኢ። ኣፖሎ ዲጂታላዊ ልቓሕ ንምርካብ ካልኦት ኣገደስቲ ረቛሒታት እንታይ እዮም?

ኣብዚ ሓደ ሱፍ ዝተኸድነ ሰብኣይ ኣብ ሓደ ጠረጴዛ ኮፍ ኢሉ ይርአ። ኣከዳድናኡ ሰማያዊ ሱፍ፡ጻዕዳ ሸሚዝ፡ድሙቕ ኣራንሺ ክራቫታ እዩ። ኣብ ቅድሚኡ ናይ HP ላፕቶፕ ኣለዋ፡ብኽልቲኡ ወገን ክልተ ማይክሮፎን ኣለዋ፡ኣኼባ ዘመልክት እዩ። እዚ ድማ መንግስታዊ ከባቢ ምዃኑ ዘመልክት እዩ።

እዚ ኣብ ማእከል ብዓበይቲ ቀያሕትን ጻዕዳን ፊደላት ኣርማ ኔትፍሊክስ ዘርኢ እዩ። ብድሕሪ እዚ ኣርማ ብዙሓት ናይ ፊልምን ተኸታታሊ ካርድታትን ብጸሊም ቅዲ፡ብዝተፈላለየ ሕብርታትን ብዝተፈላለየ ቋንቋታትን ኣለዉ። እቲ ሓፈሻዊ ዝተፈላለዩ ፊልምታት ዝሓዘ ናይ ኔትፍሊክስ ቅዲ ማሕበራዊ ምርኢትን መፋለጥን እዩ።

መእተዊ ናይ ሓደ ገጠር ገዛ ወይ መንደቕ እምኒ ዘለዎ ሸድ ዘርኢ እዩ። ኣብ ዙርያ እቲ መዋቕር ዓንዲ ባምቡላን ሰማያዊ ፕላስቲክን ምስ ዝረአ፡ ኣብ ኣየኖት ዞባታት ወይ ከተማታት ኢና ዝበዝሕ ግዜ ንረኽቦ?

ብመሰረት ባህሊ ኢትዮጵያ፡ ጻዕዳ ሕብሪ ከም ምልክት ንጽህናን ሓድሽ ጅማሮን እዩ ዝቑጸር። ኣብቲ ሰልፊ ኣብተን መካይን ዝርከባ ታርጋታት ነቲ ናይ ቀደም ዞባዊ ኮድ ስርዓት ኢትዮጵያ ዝውክላ እየን። ብዕምባባን ሪባንን ምውቃብ ቀንዲ ዕላማ እንታይ እዩ?

ማእኸል ንግስነት ደምት፣ ርእሰ ከተማ ዘመነ ኣኽሱማውያን ከምዝነበረ ይእመን። ሽዱሽተ ኣዕኑድ ዘለዎ መእተዊ እቲ ህንጻን ገፊሕ መደያይቦን ክሳብ ሕጂ ይርአ ኣሎ። እቲ ቤተ መንግስቲ ንጥንታዊ ስልጣነ ኢትዮጵያ ክሳብ ክንደይ ኣገዳሲ እዩ ነይሩ?

ናይ ፋፃ ሻምበቆ ንርኢ ኣለና፡፡ ሻምበቆ ባህላዊ መሳርሒ ሙዚቃ እዩ፡፡ መብዛሕትኡ ግዜ ጓሶት ንዓርሶም ንምዝንጋዕ ዝጥቀሙሉ እዩ፡፡ ሻምበቆ ፋፃ ካብ ምንታይ ይስራሕ?

እዚ ብእምኒ ዝተሰርሐ ባህላዊ ዔላ ማይ እዩ። ሰባት ብፍርቂ መገዲ ንኺኸዱ ዘኽእሎም መደያይቦ ብዕንጨይቲ ዝተሰርሐ መሳልል ናብቲ ኣብ ታሕተዋይ ክፋል ዘሎ ማይ ዘብፅሕ የመላክት።

እዚኣብ ወሰን ጽርግያ ደው ኢላ ዘላ ዓባይ ናይ ጽዕነት መኪና የርኢ። እታ ናይ ጽዕነት መኪና ብዙሕ ጎሓፍን ዝተፈላለየ ኣቑሑትን ጽዒና ኣላ። ኣብ መሬት ዝያዳ ጎሓፍን ዝተደርበዩ ነገራትን ኣሎ። ኣብ ጥቓኡ ብጫ ክዳን ዝለበሱ ሰራሕተኛታት ጐሓፍ ክእክቡ ይረኣዩ።

ክልተ ሰባት ኣብ ፊት ፓርላማ ጠጠው ኢሎም ናይ ሹመት ቃለ ማሕላ ይፍፅሙ ኣለዉ፡፡ ናይ ሹመት ቃለ ማሕላ እንታይ ዓይነት ክብደት ዘለዎ ቃለ ማሕላ እዩ?

እዚ ስእሊ እዚ ሓደ ነዊሕ ርሕቀት ዝጉየ ጐያ ኣብ ማራቶን ክወዳደር ከሎ የርኢ። አትሌት ቀናኒሳ በቀለ ንሃገርና ብርክት ዝበለ መዳሊያታት ዘበርከተ አትሌት እዩ።

ክልተ ኣመንቲ ኦርቶዶክስ ተዋህዶ ኣብ ክልል ትግራይ ኣኽራናት ገርዓልታ ኣብ ገደል ዝተቐርጸ ጥንታዊ ቤተ ክርስቲያን ኮፍ ኢሎም የርኢ። ኣቡነ ማታ ጉሕ ዝኣመሰሉ ቦታታት ዝርከቡ ገዳማት ክኾኑ ይኽእሉ እዮም። ስለምንታይ እዛ ቤተ ክርስቲያን ክትበጽሓ ኣጸጋሚ ቦታታት ተባሂላ ትቑጸር?

ላዕለዋይ ወኪል ሕብረት ኣፍሪቃ ዝነበረ ፕረዚደንት ናይጀርያ ነበር ኦሉሰጉን ኦባሳንጆን ካልኦት ሰበስልጣንን ይረኣዩ ኣለዉ። እዚ ንኽልተ ዓመት ዝጸንሐ ግጭት ንምቁራጽ፡ ዝተኸተመ ስምምዕ ምቁራጽ ተኹሲ እዩ። እዚ ስምምዕ ሰላም ዘላቒ ሰላም ንምምጻእ ክንደይ ዝኣክል ኣበርክቶ ክገብር እዩ?

እቲ ናይ ህጻን ዓራት ናብ 9 ዝተፈላለየ ቁመት ክመዓራረ ይኽእል እዩ፣ እዚ ድማ ምስ ዝኾነ ወላዲ ዓራት ቁመት ዝሰማማዕ ይገብሮ። እዚ ድማ ወለዲ ንውላዶም ብለይቲ ብቐሊሉ ክበጽሑን ከጥብዉን ይገብሮም። ፈለማ ኣብ ምንታይ ዓቐን እዩ ዝርከብ?

ኣትሌት ምሩት ይፍጠር ኣብ 1980 ኣብ ሞስኮ ኦሎምፒክ ኣብ 5,000ን 10,000ን ሜትሮ ወርቂ መዳልያ ብምዕታር ዝፍለጥ እዩ። ኣትሌት ምሩት ይፍጠር ኣብ ስፖርት ኢትዮጵያ እንታይ ኣበርክቶ ኣለዎ?

ባህላዊ መኽደኒ ብሩር ዘለዎ ዕትሮ ዘርኢ ኮይኑ፡ ምናልባት ካብ ነሓስ ወይ ብሩር ቅይሕ ዝተሰርሐ ክኸውን ይኽእል። ኣብ ልዕሊኡ መትሓዚ ዘለዎ ኮኒካዊ መኽደኒ ኣለዎ። ኣካል ባህላዊ ሞያ ብሩር ክኸውን ይኽእል እዩ። ነዚ ብኸመይ ብሕጽር ዝበለ ምገለጽካዮ፧

ኣብዚ ሓንቲ ስድራቤት ባህላዊ ክዳን ኢትዮጵያ ተኸዲና ትርአ። ጻዕዳ ባህላዊ ክዳን ሓበሻን ሓንቲ ቁራጽ ቡናዊን ወርቅን ቅርጺ ዘለዎ ኣስዌት ተኸዲኖም ኣለዉ። መንደቕን ገለ ቀጠልያ ተኽልታትን ኣብ ድሕሪት ኣለዋ። ሓደ ህጻን ኣብ ቅድሚት ደው ኢሉ፡ጻዕዳ ባህላዊ ክዳን ተኸዲኑ ይርአ።

እዚ ኣብ ከተማ ኣኽሱም ኣብ ግቢ ሓወልቲ ዝርከብ ናይ ሙዝየም ከባቢ ህንፃ እዩ፡፡ እቲ ህንፃ ዝተነደቐሉ እምኒ ካብ ማይ ኩሖ ዝመፀ እዩ፡፡ እምኒ መልክዕ ክፈጠር ከምዝኽእል ትፈልጡ ዶ?

ኣብ ሓደ እግሪ ግድሚ ኣዝዩ ብዙሕ ቁፅሪ ዘለዎ ምእመን ተኣኪቡ ይርአ ኣሎ፡፡ እዚ ቦታ ናይ ኣቡነ ኣረጋዊ ደብረ ዳሞ ቦታ እዩ ዝመስል፡፡ ካብዚ ወፃኢ እንታይ ክኸውን ይኽእል?

ብፍሉይ ዲዛይን ዝተሰርሑ ወናብርን ጣውላን ይርአዩ ኣለዉ፡፡ እዞም ወናብር እርንብ ዝበሉ ስለዝኾኑ ቦታ ኣይሕዙን፡፡ ወንበርን ጠረጴዛን ቦታ መፃበብቲ ምኳኖም ትፈልጡ ዶ?

አብ ውሽጢ ቤተ ክርስትያን ዝተፈላለዩ ሕብሪ ዘለዎም ምንፃፋትን ናይ መላእክቲን ፃድቃናትን ምስሊታት ይርከቡዎም፡፡ እዚ ቤተ ክርስትያን እንዳ እንታይ ተባሂሉ ይፍለጥ?

እዚ ሓደ ኣትሌት ማራቶን ክጎዪ ዘርኢ እዩ። እቲ ኣትሌት ጻዕዳ ቁልፊ ዘለዎ ኮላር ዘለዎ ኣራንሺ ማልያ ተኸዲኑ ኣሎ፣“በከሌ”ዝብል ስም ዘለዎ። ኣብ ድሕሪት ድማ ዓይኒ ለንደንን ተዓዘብትን ይረኣዩ ኣለዉ፡እዚ ድማ እቲ ውድድር ኣብ ከተማዊ ምድላው ይካየድ ከምዘሎ የመልክት።

ኣብ ኢትዮጵያ ኦርቶዶክስ ቤተ ከርስቲያን እቶም ኣመንቲ ኣብ በዓላትን ቀዳምን ሰንበትን ናብ ቤተክርስቲያን ከይዶም ብስራሕ ዝደከመ ኣካላቶም መንፈሳዊ ትምህርትታትን መዝሙራትን ብምስማዕ መንፈሶም የሕድሱ።

ኣብዚ ሳዕሪ ኣዋልድ እናተባህለ ዝፅዕ ዓይነት ሳዕሪ ይርአ ኣሎ፡፡ እዚ ሳዕሪ ኣብ ከባቢ ገጠራት ጐጆ ገዛን ዳሳን ንምስራሕ ዘገልግል እዩ፡፡

እዚ ግራጭ ጃኬትን ሕብራዊ ክራቫታን ዝለበሰ ሰብኣይ ኣብ መድረኽ ቴሌቪዥን ኮፍ ኢሉ ኣሎ። ሰማያዊ ድሕረ ባይታ ዘለዎ ሰማያዊ መድረኽ ኮይኑ፡ ኣብ ትሕቲኡ ድማ ብኣምሓርኛ ዝተጻሕፈ ጽሑፍ ኣሎ።

እዚ ከም እንዕዞቦ እዚ ኣብ ጋዜጣዊ መግለጺ ዝቐረበ ኣኼባ የመልክት። እቲ ሰብኣይ ኣብ ሰደቓ ኾፍ ኢሉ ኣብ ቅድሚኡ ብዙሕ ማይክሮፎን ሒዙ ወግዓዊ መግለፂ ይህብ ከም ዘሎ ይሕብር።

ምስሊ ናይ ጦር ጀታትን ሮኬታትን ኣርማ መከላኸሊ ሰራዊት ኢትዮጵያ ኣብ ዘለዉዎ ናይ ጀነራል ሳሞራ የኑስ ምስሊ ይርአ ኣሎ፡፡ ቅድሚ ጡረታ ምውፅኦም ንሶም መዝነቶም እንታይ ከምዝነበረ ትፈልጡ ዶ?

ኣብ መደርደሪ ድኳን ዝተፈላለዩ ዲተርጀንትታት የርኢ፤ ብፍላይ ድማ ንመሕጸቢ ሳእኒ ዝጥቀሙ ዲተርጀንትታትን ሻምፖታትን። እተን ዓበይቲ ቀጠልያ ጥርሙዝ "ታዛ" ዝብል ጽሑፍ ኣለወን። እዞም ዝተፈላለዩ ናይ ጽሬት ፍርያት እንታይ እዮም?

ዝተኸፈተ ካፌ ይርአ ኣሎ፡፡ እንተኾነ ግን ኣብቲ ከባቢ ዝርአ ተገልጋሊ የለን፡፡ ድሕሪ ኲናት ናይ ትግራይ ናይ ስራሕ ከባቢታት ከምዚ ዓይነት ፅመዋ ዘለወን እየን፡፡ እዚ ንምንታይ ኮይኑ?

ደቂ ኣንስትዮን ጥበብ ቁኖን ዝሰጠመ ናይ ነዊሕ ዘመን ታሪክ ኣለዎም፡፡ ደቂ ኣንስትዮ እንትቑነና የጥዕመለን እዩ፡፡ ገለ ደቂተባዕትዮ እንትቑነኑ ዘኽፍአሎም ንምንታይ እዩ?

ኣብዚ ልዑል እምባን ኣብ ስግር እቲ እምባ ዝዝርጋሕ ሓምላይ ጫካን ይርአ። ኣብ ማእከል ድማ ኣብ ጫካ ንእሽቶ ህንጻ ይርአ። ኣብ ላዕሊ የማን ምልክት ቴሌቪዥን ኣሎ፣ ኣብ ትሕቲኡ ድማ ብጻዕዳን ሰማያውን ጽሑፍ ኣሎ።

እዚ ሓደ ሰብኣይ ኣብ ሰፊሕ ሓምላይ ግራት ኣእካል ደው ኢሉ ዘርኢ እዩ። ክልተ ናይ ሕርሻ መሳርሒታት ኣብ ኢዱሒዙ ኣሎ። ክዳውንቱ ጻዕዳን ፍኹስ ዝበለ ሕብሪ ዘለዎን ኮይኑ፡ኣብ ርእሱ መጠምጠምያ ገይሩ ኣሎ። ከባቢኡ ብውቁብ ሰማያዊሰማይን ኣብ ርሑቕ ኣግራብን ዝተሸፈነ እዩ።

ኣብ ወሰን መንገዲ ዝርከብ ከባቢ እዩ ዘርኢ፤ ክልተ ልዑል ርኡይነት ዘለዎ ቬስት ዝለበሱ ሰባት ጽሬት ወይ ናይ ጽገና ስራሕ ይሰርሑ ኣለዉ፡ ኣብ ድሕሪት ድማ ነዋሕቲ ሳዕርን ኣግራብን ኣለዉ። ጽርግያ ልዑል ርኡይነት ዘለዎ ብሕጊ ይግደድ ድዩ ንድሕነቶም?

ኣብ ኣለም ካብ ዝርከቡ ሓይሊ መመንጨዊ ቴክኖሎጂታት እቲ ሓደ ብንፋስ እናተሓምበበ ዝሰርሕ ናይ ንፋስ ሃይሊ መብራሕቲ ዝህብ እዩ። እዞም ካብ ብክለት ነፃ ዝኾኑ ቴክኖሎጅታት ክስፋሕፍሑን እናተበራኸቱ ክመፁን ይግባእ።

ንስነጥበብን ኢደ ጥበብን ዝኸውን ዕሹግ ብዙሕ ሕብሪ ዘለዎም ናይ ፊልት ወረቓቕቲ ዘርኢ እዩ። እዞም ወረቓቕቲ ብመደበኛ ዓቐን ከም A4 ዝመጹ ኮይኖም ንዝተፈላለዩ ናይ ቤት ትምህርቲ ፕሮጀክትታትን ስልማትን ይጥቀሙ፣ እቲ ቀንዲ ጥቕሞም እንታይ እዩ?

እዚ ብእምኒ እተሰርሐ ጥንታዊ ህንፃታት የርኢ ኮይኑ እዚ ኸኣ ክፍሊ ታሪኻዊ ወይ ስነ-ጥንታዊ ቦታ ኪኸውን ይኽእል እዩ። እቲ ህንጻታት ካብቲ ኣብቲ ኸባቢ ዝርከብ እምኒ ዝተሰርሐ እዩ ዝመስል ባህላዊ ስነ-ህንፃዊ ባእታታት ድማ ኣለዎ።

እቲ ባህላዊን ሃይማኖታውን ጽላል ዝሸይጥ ድኳን ዘርኢ እዩ። እቶም ብሰማያዊ፡ ቀይሕን ካልእ ድሙቕ ሕብርታትን ዝተሰርሑ ጽላል፡ ኣብ ዕንጨይቲ ፍሬም ተሰቒሎም ኣለዉ።

ፍሉይ ቅርንፅን መልክዕን ዘለዎም ሕብሽቲ ኣብ መሶብ ተቐሚጦም ይርአዩ ኣለዉ፡፡ ሕብሽቲ መልክዑን ጣዕሙን ሰሓቢ እዩ፡፡ ሕብሽቲ ከመይ ከምዝስራሕ ትፈልጡዎ ዶ?

ሰለስተ ደቂ ተባዕትዮን ሓንቲ ሰበይትን ዝሓቖፈት ጉጅለ ኣብ ደገ ሓደ ገዛ ኣብ ቅድሚ ሓደ ዓቢ ገረብ ደው ኢሎም ይረኣዩ። ኩሎም ባህላዊ ክዳን ዝተኸድኑ ኮይኖም፡ ሓደ ካብኣቶም ድማ ብረት/ጠበንጃ ሒዙ ኣሎ።

ኣብ መሬት ተተኺሉ ዝቖመ ቅርፂ ኣልቦ እምኒ ሓወልቲ ይርአ ኣሎ፡፡ ናይ ቀደም ሰባት ከምዚ ዝኣምሰለ ሓወልቲ ዝተኽሉ ንምንታይ ዓላማ ይኸውን?

ናይ ማይ ታንከር ናይ ጽዕነት መኪና የርኢ። እታ ናይ ጽዕነት መኪና ብኸፊል ብኣምሓርኛ ምልክት ዝተገብረላ እያ። ቅርጺ እታ ታንከር ማይ ታንከር ምዃና የመልክት። እዛ ናይ ማይ ታንከር ነቲ ማይ ኣበይ እያ እተብጽሖ?

እዚኦም ብረት መፍትሕ ዝሕዙ ኮይኖም ነፍሲ ወከፎም ከም ህንጻ ወይ ገዛ ቅርጺ ኣለዎም። እዞም ቁልፊ ወነንቲ ንዝኾነት ሃገር (ከም ሓወልቲ ኣክሱም ዝመስል) ፣ እዞም ቁልፊ ወነንቲ ብቅርጾም ኣየናይ ታሪኻዊ ወይ ፍሉጥ ህንጻ ክውክሉ ይኽእሉ?

እዚ ዓቢ መንደቕ እምኒ እዩ ዘርኢ። እቲ መንደቕ ብሕውስዋስ ንኣሽቱ ኣእማንን ኣብ ማእከሉ ድማ ዓቢ ጽቡቕ ቅርጺ ዘለዎ እምኒ ዝተሰርሐ እዩ። ኣብ ማእከሉ ጽቡቕቅርጺ ዘለዎ ንጣብ እምኒ ይርአ፡እዚ ድማ ነቲ ዓቢ ቅርጽንታሪኻዊ ስርዓትን ናይቲ ህንጻ ዘርኢ እዩ።

በሊስ ኣብ ትግራይና ብበዝሒ ኣብ ዞባ ምብራቅ ትግራይ ዓድግራትን ከባቢኣን ብበዝሒ ንእንስሳትን ንወዲሰብን ንምግብነት ይጠቅም። ይኹን እምበር በለስ ኣብ ከባቢኡ ዝኾነ ይኹን ሳዕሪ ይኩን ተኸሊ ንክበቁል ስለዘይፈቅደሉ ከባቢታት ንክደርቁን ንክፅውቱን ይገብር እዩ።

እዚ ቀሊል ሓደ ደርቢ ገዛ ዘርኢ ኮይኑ፡ደጋዊ ክፋሉ ጻዕዳ ኮይኑ፡ናሕሱ ድማ ስሩዕ ቅርጺ ኣለዎ። ኣብ ቅድሚት፡ካብ ዝተቖርጸ ኣእማንዝተሰርሐ መንደቕ ኣሎ። ኣብቲ ዕንበባታት ንኣሽቱ ኣትክልትን ይተኽሉ ኣለዉ። ኣብ ድሕሪት ድማ ነዋሕቲ ኣግራብ ይረኣዩ ስለዘለዉ፡ነቲ ቦታ ብተፈጥሮ ዝመልአ ይገብሮ።

ኣብ ሱፐርማርኬት ዝተፈላለዩ ዝሽየጡ ናይ ህፃውንቲ ሑሩጭ ፃባን ካልኦትን ብዝስሕብ መልክዕ ተደርዲሮም ንዓማዊል ዝቀረቡ እንትኮኑ፣ ፃባ ንህፃውንቲ ብጣዕሚ ኣድላይን ኣገዳስን እዩ።

እዚኦም ካብ ጕንዲ ዘይተቖርጹ ፍሩያት ሱር ጅንጅብል እዮም። እዚ ተኽሊ ከም ቀመምን ባህላዊ መድሃኒትን ብሰፊሑ ይጥቀመሉ። ስለምንታይ ኣብ ባህላዊ መግቢ ኢትዮጵያ ብዙሕ ግዜ ይጥቀመሉ?

ሰባት ኣብ ደገ ወይ ኣብ ዳስ ተኣኪቦም ይረኣዩ። ደቂ ተባዕትዮን ኣወዳትን ኣለዉ፡ ገሊኦም ባህላዊ ክዳውንቲ ተኸዲኖም፡ ኣብ መንደቕ ኣብ ድሕሪት ስእልታት ኣለዉ።

ኣብ ዝማዕበሉ ሃገራት ሰባት ንምግብነት ካብ ዝጥቀምሉም ነገራት እቲ ሓደ ብዋናነት ኣትክልትን ፍራፍረን እዩ። ይኹን እምበር ኣብ ክልልና ትግራይ ብበዝሒ ኣትክልትን ፍራፍረን ዘምርቱ ብመንግስቲ ይኹን ብግሊ ኢንቨስተራት ስለዘየለዉ ከም ልቢ ኣይርከቡን።

ሓደ ዕጡቕ ንደቂ ኣንስትዮ ኢዱ እንዳወጣወጠ የፈራርሐን ኣሎ፡፡ እተን ደቂ ኣንስትዮ ድማ ኣብ ዓብዪ ጭንቂ ተዋሒጠን ይርአያ ኣለዋ፡፡ እዚ ተግባር ኣብ ናይ ጦር ወንጀል ክምደብ ይኽእል ዶ?

እዚ ብቀጠልያ ቆጽሊ ዝተሸፈነ ተፈጥሮኣዊ ዝመስል ዲዛይን መፋለጢ ዘርኢ እዩ። ኣብ ማእከል ሓሙሽተ ጥርሙዝ ዘይቲ ተሰሪዖም ኣለዉ። ኣብ ላዕሊ ድማ ብጻዕዳን ብጫን ዝተጻሕፈ ካርታ ኣፍሪቃን ኣሎ፣ ኣብ ታሕቲ ድማ ኣፍሪ ሄርባል – ናብ ተፈጥሮ ምምላስ ዝብል ጽሑፍ ኣሎ።

ኣብዚ ዝተፈላለዩ ዓይነታት ጫማ ኣብ መሬት ተደፊኦም ይረኣዩ። ንሳቶም ድማ ሐምላይ፡ ቀጠልያ፡ጸሊም፡ቀይሕ፡ሰማያዊ፡ ብጫን ጻዕዳን እዮም። ገሊኦም ኣብ ንጹር ፕላስቲክ ክጥቕለሉ እንከለዉ፡ ገሊኦም ድማ ኣብ ዙርያኦም ተደፊኦም ኣለዉ። እቶም ጫማታት ቀለልቲ ፍሊፕ ኮይኖም ዝተፈላለየ ቅርጺ ዘለዎም እዮም።

እዚ ጨንፈር ገረብ፡ ሐምላይ ዕምባባታትን ቀጠልያ ቆጽልን ኣብ ልዕሊኡ ተጠርኒፉ ዘርኢ እዩ። እቶም ዕምባባታት ብሕብሩ ኣዝዮም ጽቡቓት ኮይኖም ኣብ ልዕሊ ጻዕዳ ሰማይ ጐሊሑ ዝረአ ቅርጺ ይፈጥሩ። እዚ ኦም ጃካራንዳ እዩ ዝመስል።

ናይ መንገዲ ኣየር ኢትዮጵያ ኣርማ ዝኾነ ናይ ኢትዮጵያ ባንዲራ ይርኣ ኣሎ፡፡ እዚ ኣርማ ብዓለም ደረጃ ዝፍለጥ ክብሪ ናይቲ መንገዲ ኣየር እዩ፡፡

ኣብ ልዕሊ ሓዊ ፈሓም ንዕጣን ንምንዳድ ዝሕግዝ ባህላዊ መቃጸሊ ዕጣን እዩ። ብዛሕትኡ ግዜ ካብ ጭቃ ዝስራሕ ኣቕሓ፡ ኣብ ኢትዮጵያን ኤርትራን ኣብ ዝካየድ ስነ-ስርዓት ቡን ዕጣን ንምንዳድ ዝውዕል እዩ። ብድሕሪት ናይ ሲሚንቶ ወይ ኮንክሪት መዋቕር ይርአ።

ላዕለዋይ ክፋሉ ካብ ሕብራዊ ጨርቂ ዝተሰርሐ ናይ ደቂ ኣንስትዮ ጫማ ይርአ ኣሎ፡፡ እዚ ጫማ ዋግኡ ኾነ ክብደቱ ቅልል ዝበለ ብምዃኑ ተመራፂ እዩ፡፡

እዚ ኣብ ማእኸል ባህላዊ ክዳን ዝተኸድነ ሰብኣይ ኪራር ሒዙ ኣሎ። እቲ ከባቢ ብቐይሕን ቀጠልያን መብራህቲ ዝበርህ ኮይኑ፡ብድሕሪት መንደቕ ጡብ ኣሎ። ኣብቲ መንደቕ ከም መስቀልን መስተ ብርጭቆን ዝኣመሰሉ ባህላዊ ኣቑሑ ኣለዉ። ኣብ ታሕተዋይ ጸጋም ድማ ካብዕንጨይቲ ዝተሰርሐ መንበር ኣሎ።

ኣብ ወሰን መንገዲ ዝርአ ትርኢት ይርአ፤ ኣብ ሓደ ህንጻ ዝተጻሕፈ ጽሑፍ "መኽዘን ፍረታትን መድሃኒትን" ዝብል ተጻሒፉ ኣሎ። ላዕለዋይ ክፋል ናይቲ ህንጻ ዘይተወድአ ኮንክሪት ኮይኑ፡ ኣብ ቅድሚት ሓንቲ ሰበይቲ ክትከይድ ትርአ።

ኣብ ታሕተዋይ ማእከል ንእሽቶ ከተማ ወይ ሰፈር ትረአ፣ ምናልባት ምድላው ናይቲ ዛንታ። እዛ መጽሓፍ ዛንታ ፍትሒ፡ ዓመጽ፡ ክሕደትን ጽንዓትን እያ። እዚ ዛንታ ኣብ ምንታይ ታሪኻዊ እዋን እዩ ዘተኮረ ይኸውን?

ዝተፈላለየ ዓይነትን ቅርጽን ሕብርን ዘለዎም ናይ ደቂ ኣንስትዮን ደቂ ተባዕትዮን ጫማታት የርኢ። እዚኦም ድማ ቡት፡ ስኒከር፡ ሳንዱቕን ካልእን ይርከብዎም። ኣብ ድሕሪት ጻዕዳ ጨርቂ ወይ መንጸፍ ይርአ። ነየነኖት ንመረፅኩም?

ናይ ደቂ ኣንስቲዮ ብራማ ክፍቲ ጫማ ይርአ ኣሎ፡፡ እዚ ክፍቲ ጫማ ብራማ ሕብሪ ክቕባእ ዝተደለየሉ ምኽንያት እንታይ ክኸውን ይኽእል ይመስለኩም?

ህፃናት ከም ዓበይቲ ቆርበቶም ጥንቃቀ ምግባር ስለ ዘድልዮም ንህፃውንቲ ቆርበት ዝኸውን ብሳይንስ ዝተረጋገፁ መሕፀቢ ሳሙናታት፣ ቅብዓታት ርእስን ነብስን ክንጥቀም ኣለና።